ጫማ ብዙሕ ጥቕምታት ከም ዘለዎ ዝፍለጥ ኾይኑ እዚ ሸበጥ ጫማ ድማ ንነብሲ መሕፀቢ ወይም ድማ ኣብ ገዛ እንጥቀመሉ እዩ፡፡ ካብ ምንታይ ይስራሕ ይመስለኩም?

ኣብ ትግራይና ብዙሓት ሚድያታት ኣለው፡፡ ካብኣቶም ድማ ሓደ ድምፂ ወያነ እዩ፡፡ ብድምፂ ወያነ ዝመሓላለፍ ዘሎ ዜና ኣብ ማእኸሉ ዘሎ ፖለቲካዊ ሽሙ መን ይባሃል?

ማሕበረሰባት ኣብ ጉዳይ እንዳሳዕስዑ ይርከቡ ።እዚ ዝስዕስዕዎ ዘለዉ ስዕሲዒት ካፍቶም ኣለው ዝተባሃሉ ናይ ትግርኛ ስዕሲዒታት ኣየናይ እዩ? እንታይ ከ ይበሃል?

ኣብ ሃገርና ብዙሓት ዝተፈላለዩ መስተታት ኣለዉ:: እዚ ንሪኦ ዘለና ድማ ብሽሙ በደሌ ወይ ደሞ ኣብ ላዕሊ ከም ዝረአ ዘሎ ካስትል እዩ:: እዚ ብምንታይ ከምዝስራሕ ትፈልጡ ዶ ?

እዚ ዘመናዊ መሳርሒ መሕረሲ እዩ፡፡ ቅድም ክብል ብብዕራይ ገይርካ ይሕረስ ነይሩ፡፡ እዚ ሎሚ መፅኡ ዘሎ ዘመናዊ መሳርሒ ግን ግዜን ጉልበትን ቆጣቢ እንትከውን ሽሙ እንታይ ይበሃል?

ብኣብዝሓ እንጥቀመሉ ባህላዊ መጓዓዝያ ኣድጊ እዩ፡፡ ብፍልይ ዝበለ መልክዑ ኣብዚ ምስሊ እንሪኦ ዘለና ሓርማዝ እዩ፡፡ ብሓርማዝ ተጓዒዙ ዝከይድ ዘሎ ናይ መላኣክት ምስሊ መን ይባሃል?

እዚ ሙዚቀኛ ሙሉጌታ ካሕሳይ ይበሃል፡፡ ብዙሓት ጥዑማትን ውቁባትን ዝኾኑ ደርፍታት ኣለዉዎ፡፡ እስቲ ካብቶም ዝደረፎም ደርፍታት ክልተ ሰለስተ ግለፁ?

እዞም ንሪኦም ዘለና አቁሑት ንብዙሓት ዝተፈላለዩ ነገር መሳርሕታት ንጥቀመሎም ኢና። እዚ ንሪኦ ዘለና አብ ቢሮ ይመስል። እስኪ ካብዞም ንሪኦም ዘለና ሓደ ሽሞም ግለፁ?

ኣብ ትግራይና ብዙሓት መጋየፂታት ኣለው፡፡ ካብኣቶም ሓደ ድማ እዚ እዩ፡፡ ኣብ መርዓ፣ ኣብ ክርስትና እንጥቀመሉ እዩ፡፡ ሽሙ እንታይ ይባሃል ትፈልጡዎ ዶ?

እዚ ኣብ ዕዳጋ ተዘርጊሑ ዝሽየጥ ዘሎ ፃዕዳ ዓለባ መማዕረጊ ደቂ ኣንስትዮ እዩ። መዓዝን ኣበይን ከ ንጥቀመሉ ?

እዚ እንሪኦ ዘለና ወይኒ ይበሃል ። ካብቶም ጥዑማት ን ሙቁራትን ዝኾነ ሓደ እዩ። ንቡዛሓት ንቡዙሕ ነግር እውን የገልግል እዩ። ንምንታይ የገልግል ይመስለኹም ?